ኤሌትሮኒክስ ኣብ ዕለታዊ ምንቅስቃስና ንጥቀመሎም ናይ ኤሌትርክ ኣቅሓ እዮም። ከም ማሽናት፣ ከም ቴሌቭዝን፣ ከም ሬድዮ ፣ከም ስልኪ ዝኣምሰሉ እዮም።

ማሽናት ማለት እ... ንወዲሰብ ጊዚኡ ንኽቁጥብ እ... ትዝደልዮ ነገር ከይደኸመ ብሓፂሩ ሰሪሑ ንኽውድእ ዝሕግዙ እዮም፡፡ ንኣብነት ናይ ክዳን ማሽን ክህሊ ይኽእል፣ ናይ ቡና ማሽን ብዙሓት እዮም፡፡

ዜና አውታር ክበሃል ከሎ ስለ ዝኮነ ዛዕባ ንዝኮነ ጉዳይ አብ ማሕበራዊ ሚድያ ሰብ ብደንብ ክስሕብ ብዝክእል መልክዑ ዝመሓላለፍ ተኮይኑ ንሰብ ብጣዕሚ ዝስሕብ እንተኮይኑ ዜና አውታር ይበሃል።

ሱፐርማርኬት አቑሑ ብዙሓት ዓይነት ሱፐርማርኬት አቑሑ እዮም ዘለዉ ዑሽጋት ምግብታት አለዉ፣ ዑሽጋት መስተታት ዉን አለዉ። ዕሹጋት ምግብታት ክንብል ከለና ሕጂ ንኣብነት ቸኮሌት ክኾን ይኽእል ፣ምጥን ክኾን ይኽእል ብዙሕ ነገር እዪ ።

እፅዋት ማለት ብዙሓት ዓይነት እፅዋታት ኣለው:: ዓበይት ተክልታት እዮም:: እፀዋት ማለት እዞም ቡዝሓት ዓይነት እፀዋት ዝበልናዮም ድማ ናይ ቀላሚጦስ ክከውን ይክእል ፅሕዲ ክኮን ይክእል ብዙሓት ዓይነት እዮም ማለት እዩ።

ትምህርቲ ሓደ ሰብ ብቡዙሕ መንገዲ ክመሃር ይኽል እዩ። ናይ ቀለም ትምህርቲ ኣሎ ናይ ሂወት ትምህርቲ ኣሎ ብፍላይ ከኣኒ ናይ ሂወት ትምህርቲ ንወዲ ሰብ ብጣዕሚ ጠቃሚ እዩ። ናይ ቀለም ትምህርቲ እውን ጠቃሚ እዩ። ግን ክንዲ ናይ ሂወት ትምህርቲ ኣይኮነን።

ገዛን መንበሪን ብጣዕሚ ኣድለይቲ ካብ ዝበሃሉ ነገራት ሓደ እዮም ።ኣነ ብወገነይ ትምህርቲ ተማሂረ መጀመርያ ክገዝኦ ዝደሊ ገዛ እዩ። ስለዚ ስራሕ ስርሐ ብዙሕ ገንዘበይ ከፍስሶ ዝደሊ እውን ኣብ ገዛ እዩ። ስለዚ ገዛ ንወዲሰብ ብጣዕሚ ኣድላይ ነገር እዩ።

መሰረታዊ ግልጋሎት ክኾን ከሎ፣ ኣገደስቲ ግልጋሎት ሕብረተሰብ ዝወሃቡ እዮም ፤ንሳቶም ዉን ናይ ማይ ግልጋሎት ክኾን ይኽእል፣ ናይ መብራህቲ ግልጋሎት ክኾን ይኽእል ፣ናይ ትምህርቲ ግልጋሎት ክኾን ይኽእል፣ ናይ ጥዕና ግልጋሎት ክኾን ይኽእል። እዚኦም ጠቀምቲ እዮም።

መጋየፅን መመላኽዕን ማለት ሓደ ሰብ ካብ ዝነበሮ መልክዕ ጉልህ ኢሉ ንኽረአ ድምቕ ኢሉ ንኽረአ ዝጠቅም እዩ ማለት እዩ፡፡ ብፍላይ ካኣኒ መብዛሕትኡ ጊዜ ደቂ ኣንስትዮ እየን ዝጥቀመኦ ማለት እዩ፡፡

መሳርሒ ማለት ብዙሓት ዓይነት መሳርሕታት ኣለው። ንእብነት ናይ ኩናት መሳርሒ ክንርኢ ከለና ናይ ብረት እኒሀ፣ ሽጉጥ እኒሀ፣ ዲሽቃ እኒሀ ማለት እዩ፡፡

ኣትክልትነ ኣሕምልትን ቡዙሕ ዓይነት ኣትክልትን ኣሕምልት አለዉ። ጠቅሞም ክንርእ ከለና ድማ ሕማም ተከላከልቲ ናይ ወዲ ሰብ አዮም፡፡ ስለዚይ ሓደ ወዲ ሰብ ኣትክልትን ኣሕምልትን ብኣግባቡ ክጥቀም ኣለዎ ማለት እዩ፡፡

ኤለክትሮኮኒክስ ክበሃል ከሎ ብዙሓት ዓይነት ኣቅሓታት ኣለዉ። ንኣብነት ናይ ሬድዮ ክኮን ይክእል፣ ናይ ቴለቭዥን ክኮን ይክእል፣ ናይ መብራህቲ ገመድ ክኮን ይክእል፣ እዚኣቶም እዮም ማለት እዩ።

መሰረታዊ ልምዓት ኣብ ከባቢና ወይ ከዓ ነይ ኣብ ከተማ ውሽጢ ታዓዲ ንኸትለምዕ ዝሓሸ ኣየር ንኽህልያ ዝሓሸ ዓይነት ኣተዓባብያ ንኽትዓቢ ዝግበር እዩ ማለት እዩ።

ፖለቲካ ሓንቲ ሃገር ዘለዋ ኣካያይዳ፣ ዘለዋ ነፃነት ፣ ዘለዋ ስለ ውግእ ክኮን ይከእል ስለ ቡዝሕ ነገር ዝመያየጥሉ ዛዕባ እዩ ማለት እዩ።

ዜና ኣውታር ዝባሃል ዝኾነ ናይ ማሕበረሰብ ስለሰላም ክኾን ይኽእል ፣ ስለፍቕሪ ክኾን ይኽእል፣ ስለ ዝተፈላለዩ ናይ ፖለቲካ ጉዳያት ዛዕባታት ክኾን ይኽእል እዩ፡፡ ስለናቶም ስፍሕ ዝበለ መግለፂ ዝባሃዎ ዜና ኣውታር ይባሃል።

መሳሪሒ ብዙሕ ዓይነት መሳሪሒ እዩ ዘሎ ። ንኣብነት ናይ ኩናት መሳርሒ ኣሎ ፤ንኣብነት ከም ቁምቡላ ፣ድሽቃ፣ መትረየስ ብዙሓት ዓይነት መሳሪሒታት እዮም ዘለው።

ንግድን ምትዕድዳግን ሓደ ነገር ምሻጥን ምልዋጥን እዩ ዘርእየና:: ስለዚ እቲ ነገር እሱ ከመይ ገይርና ንሸጦን ንልውጦን ከመይ ገየርና ነተርፈሉን ንከስረሉን ዘመልክተና እዩ።

መጋያፅን መመላክዕን ሰብ ካብቲ ናይ ተፈጥራዊ መልክዑ ብልፅ ኢሉ ጉልህ ኢሉ ንክረአ ዝገብሩ መመላክዕን መጋየፅን እዮም። ንኣብነት ከም ኹሕሊ ደቂ ኣንስትዮ ኣብዚሐን ይጥቀመኦ።

ቤት ምግብን መስተን ንዓማዊሎም ብዝግባእ መልክዑ ቤት ምግቢ ክኮን ከሎ እቲ ምግቢ ብዝፀፈፈን ብፅሩይን መልክዕ ሰብ ክስሕብ ብዝክእል መልክዕ ዘዳልው እዮም፡፡ ቤት መስተ ክበሃል ከሎ ከዓ መስተ ዘዳልው እዮም፡፡

ሃይማኖት ማለት ሃይመ ካብ ዝብል ናይ ግእዝ ቃል ዝመፀ ኾይኑ ሃይማኖት ማለት ምእማን ወይ ከኣ ተኣማኒ ኮይንካ ምርካብ ማለት እዩ፡፡ ምእማን ከሎ በቲ ሓደ ኣምላኽ ምእማን እዩ ተኣማኒ ኾይንካ ምርካብ ከዓ ነቲ ነገር እሱ ዘብቅዕ ማንነት ሒዝካ ምግናይ ማለት እዩ፡፡

ናይ ገዛን ቢሮን ኣቕሑ እ....ናይ ገዛ ኣቕሑ ክንብል ከለና ንኣብነት ከም ጊባቦ፣ ከም ጣውላ፣ ከም ወንበር ዝኣመሰሉ እዮም፡፡ ናይ ቢሮ ኣቕሑ ኸኣኒ ከም ቢሮ፣ ኮምፒተር ዝኣመሰሉ እዮም፡፡

ፖሎቲካ ናይ ሓንቲ ዓዲ ናይ ኣጠማምታኣ ፣ኣረኣእያኣ፣ ቀፃሊ ከመይ ዓይነት አካያይዳ ከም እትከይድ፣ ንመዝፅእ ዓመት ድማ ከመይ ዓይነት ኣመራርሓ ከምእትምራሕ ኮፍ እሎም ዝማያየጥሉ ዛዕባ እዩ።

ሕብረተሰብን ስድራን ብጣዕሚ ተተሓሓዝቲ ነገራት እዮም፡፡ ስድራ ማለት ናይ ኣቦ፣ ኣደ፣ ሓው፣ ሓፍቲ እኩብ እንትኸውን ሕብረተሰብ ማለት ከዓ ናይ ስድራታት እኩብ ማለት እዩ፡፡ ስለዚ ሕብረተሰብን ስድራን ተመሳሰልቲ እዮም፡፡

ማሕበራዊ ሚድያ ማለት ኣብ ዓለምና ዝፍፀሙ ፍፃሜታት ወይ ክዓ ኣብ ዓለምና ዘለዉ ነገራት ብቀሊሉ ኣብ ዘለናዩ ቦታ ኮይና ክንከታተል ዝገብረና ነገር ማለት እዩ፡፡

ኣትክልትን ኣሕምልትን ማለት ካብቶም ዓይነታት ምግብነት ሓደ ኾይኑ ጥቕሙ ድማ ሕማም ምክልኻል እዩ። ብፍላይ ብፍላይ ከዓኒ ህፃውንቲ ዝበልዕዎ እንተኾይኖም ንህፃውንቲ ብጣዕሚ ኣብ ሰውነቶም ለዉጢ ዘምፅእ እዩ ማለት እዩ።

ምግብታት ብዙሓት ዓይነት ምግብታት እዮም ዘለው። ምግብታት ከከም ዓዱ ናይ ኣመጋግባ ባህሉ ዝፈላለ ኮይኑ ኣብ ትግራይ ሕጂ ብፍላይ ከዓ ኣብ ዓጋመ ጥሕሎ ይፍለጥ፤ ኣብ ኣክሱም ሕልበት ይፍለጥ፤ ኣብ መቐለ ከዓ ሕምባሻ ይፍለጥ ማለት እዩ።

መፋለጢ ማለት ሓደ ዝኾነ ኣቕሓ ስለዝኾነ ነገር ብሕ/ሰብ ተፈላጥነት ንኽረክብ ተጠማቲ ንክኾን ወይከዓ ተጠላቢ ንኽኸውን ብፍሉጣት ሰባት ጌርና ነፋልጦ ወይከዓ ጠመተ ንኽረክብ ንገብረሉ ማለት እዩ፡፡

ኣትክልትን ኣሕምልትን ያው ብጣዕሚ ኣድለይቲ ካብ ዝበሃሉ ነገራት ሓደ እዮም ።ሓደ ሰብ ዝተመጣጠነ ምግቢ ክበልዕ እንተኮይኑ ተገዲሱ ኣትክልትን ኣሕምልት ክጥቀም ኣለዎ ኢለ እየ ዝሓስብ ኣነ ብወገነይ ናይ ኣትክልት ኣሕምልትን ተጠቃሚት እየ።

እሰፖርቲ ወይከዓ ኣካለዊ እንቅስቃሰ ንሓደ ሰብ ብጣዕሚ ኣድላይ ካብ ዝባሃሉ ነገራትሓደ እዩ። ሓደ ወዲ ሰብ ብለይቲ ተሲኡ እስፖርቲ ክሰርሕ ከሎ ወይ ክዓ ኣካላዊ እንቅስቃሴ ክሰርሕ ከሎ ክዓኒ ዝሓሸ ለውጢ ኣብ ሂወቱ የምፅእ ማለትእዩ። ኣነ ብወገነይ ንጎሆ ገስጊስካ እሰፖርቲ ምስራሕ ብጣዕሚ እዩ ደስ ዝብለኒ።

ማሕበራዊ ሚድያ ማለት አ ተንቀሳቀሲ ምስሊ ኾይኑ አ ስለ ናይ ፖለቲካ ክኾን ይኽእል፣ ስለ ሰላም ክኾን ይኽእል ፣ስለ ፍቅሪ ክኾን ይኽእል ኮታስ ለብዙሕ ነገር ዝመሓላለፈሉ እዪ። አ ቀሊል ተፅዕኖ ፈጣሪ ከዓ ኣይኾነን ።

ኣብ ዓለምና ብዙሓት ዓይነታት ሃይማኖታት ኣለው፡፡ ካብኣቶም እውን ኣብነት ክንጠቅስ ከለና ኦርተዶክስ ሃይማኖት እኒአ፣ ሙስሊም፣ ካቶሊክ፣ ፕሮቴስታንት ብዙሓት ዓይነታት እዮም፡፡

ኣትክልትን አሕምልትን ብጣዕሚ ጠቀምቲ ነገራት እዮም ። ብፍላይ ከዓ ሕማም ተከላኸልቲ እዮም ።ብፋላይ ከዓኒ እም ኣዶ ቆልዑ ክጥቀምኦ ይምከር ማለት እዪ ። አ አትክልትን አሕምልትን ንኣብነት ከም ሓምሊ፣ ቆስጣ፣ ሰላጣ ክኾን ይኽእል እዪ።

ኒግዲኒ ምትዕድዳግኒዝኮነ ኣቃሓወይ ዝኮነ ነገረ ምሻጥምልዋጥኒ እዩ፡፡ እት ነገረ ኑሱ ብዝኮነብክበራ ዋጋ ክኮነ ይክእል ወይብሕሳር ዋጋ ክኮነ ይክእል፡፡ ምሻጥ ወይ ምልዋጥ እዩ፡፡

ሱፐርማርኬት አቁሑ ብዙሓት ዓይነት አቁሑ እዮም ዘለው፤ ናይ ሱፐርማርኬት አቁሑ ካብ ካሊእ አቕሓ ፍልይ ዘብሎም ከኣኒ ፅፉፋትን ጽሩያትን እዮም፤ ንምጥቃም ውን ምቹዋት እዮም ፤ካብኡ ድማኒ ዕሹጋት እዮም ማለት እዩ።